እዚ ማሕበራዊ ሚድያ እንትኸውን እዚ ምልክት ድማ ናይ ሓደ መራኸቢ ማእኸል ምልክት እዩ፡፡ ኣብዚ መራኸቢ ማእኸል ዝተፈላለዩ ነገራት ስለዝመሓላለፉ ኣነ ንኽሪኢ ብጣዕሚ እዩ ዘፅልአኒ ብጣዕሚ እዩ ዘስካሕከሐኒ።

ኣናና ብጣዕሚ ካብ ዝፈትዎም ኣትክልትታት ሓደ እንትኸውን ኣብዚ ንሪኦ ዘለና ድማ ኣናናስ፣ ማንጎ፣ ኣራንሺ ብፅቡቕ መልክዕ ተደርዲሮም ንገዛኢ ንዓይኒ ስሓብቲ ኮይኖም ንሪኦም ኣለና ብጣዕሚ እዮም ደስ ዝብሉ።

ቡና ካብቶም ዝፈትዎም ናይ ውዑያት መስተታት ሓደ እንትከውን፤ ኩሉ ግዜ አብ ገዛይ በዓልቲ ገዛይ ተፍልሐለይ ከላ ደስ ይብለኒ፡፡ ሓጎስ ይስመዐኒ፡፡ ፍስሕስሕ ኢለ ኮፈ ኢለ ብጣዕሚ ደስ እንዳበለኒ እየ ዝሰትዮ፡፡

ስደተኛታት ናብ ክኣልአት ኽፍለ ዓለማት ብምስዳር ዘሓሸናብራ ኽእልሽ ኢሎም እንትኾዱ ድራር ዓሳ ኾይኖም ክተርፉ እንተለዉ ኣብ ማእኸል ባሕሪ።

ኣብ ኢ/ያ ካብቶም ኣለው ዝበሃሉ ስነ ጥበበኛ ኮይኑ ሰራዊት ፍቅረ ይበሃል። አነ ከዓ ኣይፈቶን

መፋለጥታት ወይከዓ ናይ ሓደ ቢሮ ወይ ናይ ሓደ ደርጅት መፋለጢ ብዝተፈላለዩ መልኽዕ ክነፋልጦም ንክእል ኢና ወይ ብናኣሽቲ ጋዜጣ ብምግባር በራሪ ወርቀት ብምልጣፍ ወይከዓ ታፔላ ብምዝርጋሕን ክነፋልጦም ንክእል ኢና፤ እዞም መፋለጢ ዝተፈላለዩ ዓይነት ወይከዓ ናይ ዝተፈላለዩ ግዛዉቲ መፋለጢ እዮም።

እዚ ማሕበራዊ ሚድያ ወይ ከዓ መራከቢ ሚድያ ካብ ዝብሃሉ ሓደ እንትትከዉን ብፍላይ ድማ ሂወት መተንፈሲ ዝኮኑ ሂወት ከስተካኽሉ ዝኽእሉ ካብ ጭንቀትን ካብ ድብርታትን ከዉጽኡ ዝኽእሉን ሙዚቃዊ ዝኮኑ ነገራት ከመሓላልፍ ዝኽእል ማሕበራዊ ሚድያ እዩ ።ተጠቂመሉ ኣይፍልጥን።

እዚ ንእሽተይ ማሽን ትመስል ብፍላይ ድማ አብ ዓበይቲ ናይ ንግዲ ቦታታት ከበድቲ ነገራት ሓፍ ንምባል ስለተገልግል ፅብቅቲ ማሽን እያ ኢሎም ከውርዩ ሰሚዐ አለኩ፡፡ ኣነ ግን ርእየያ አይፈልጥን አየ።

ኣብ ምሸት ከባቢ ከተማታት ደቂ ኣንስትዩ ኣሕዋትና ወፂአን መነባብሮን ንምምሕያሽ ብምባል ነብሰን ሸይጠን ዝምሓደራ እንትኮና ኣነ እዚ ክርኢ ከለኩ ኣዘዩ የሕፍረኒ ተሓባቢረና ካበዚ ነገረ ከነዉፀን ደስ ይበለኒ፡፡

ናይ ኣዲሲ አበባ ኣብ መሓዳሪ ወይዘረ ኣዳነትች ኣበብየ ብኣብ ልመዓቲ ዙርያ ምስ ዝተፈለልየ ኅብረት ሰብዊ ንይጥከም ዘገበረት እዩ።

ዎዎ ኣብ ገዛይ ክህልዉ ካብ ዝደሊ ወናብር ሓደ እዚ እንትኮዉን ብፍላይ ድማ ዉጭማ ተባሂሉ ዝፍለጥ ኣብ ከባቢታት ጅማ ዝዝዉተር ኮፍ መበሊ እንትኮዉን ኣብ ገዛይ ንክህልወኒ ኣዝየ ካብ ዝምነዮን ሓደ ኮፍ መበሊ እዩ።

ኣለዉ ካብ ዝባሃሉ ሆቴላት ወይ ከዓ መዝናነይ ቦታታት ሓደ ሃይለሪዞርት እንትኸውን ኣነ ኣቡኡ ከይደ ክዝናነ ሕልሚ ኣለኒ ።ሓደ መዓልቲ ስድራ ሒዘዮም ከምዝክከይድ እውን ተስፋ ይገብር። ብጣዕሚ ካብ ዝፈትዎ ሪዞርት ሓደ እዩ።

እዚ ካብ ናይ ዜና ኣውታር ወይ ከዓ ዜና ማዕኸናት ሓደ እንትኸውን ብዛዕባ ናይ ኢንድስትሪ ፓርክታት ልማት ኮርፖሬሽን ዘሕልፎ ዘሎ ዜና እዩ፡፡ እዚ ማለት ድማ ናብ ደገ ካብ ዝተላኣኹ ኩሎም ምህርትታት እቲ 55ሚልየን ዶላር በዚ ዝተረኸበ እዩ ኢሉ ዘሕልፍ ኣሎ ።

ካፍቶም ብተፎጥሮ መፀባብቅቲ እንብሎም ሓደ ናይ ባናና ልሕፃፅ እንትትከውን ናይ ባናና ልሕፃፅ ጌርካ ገፅካ ብምልካይ ናይ ገፅካ ዎዝ ምሕላው ከምዝካኣል እዩ ዘሪአና ዘሎ። ኣነ ተጠቂመሉ ኣይፈልጥን ።ክትጥቀመሉ እውን ኣይደልን::

ሸበጥ ንኽሪኣኦም ካብ ዘስካሕኩሕኒ ነገራት ሓደ እንትኸውን እዚ ጫማ መከላኸሊ ስለዘይብሉ ኣብ እግረይ ሓመድ ንኽኣትወኒ፣ እግረይ ንክነቅዕ ምኽንያት ሰለዝኸውን፣ ኣይፈትዎን ።ክገብሮ እውን ኣይደልን ። ብፍላይ ድማ ኣብ ገዛይ ክጥቀመሉ ኣይደልን እየ።

ፍቅሪ ክሳብ መቃብር ዝብል መፅሓፍ እዩ። ደጋጊሙ አንቢበዮ ካብ ዘይስልችወኒ መፅሓፍ ሓደ እዩ። ብጣዕሚ ውሽጡ መሳጢ ዝኮኑ ትሕዝቶታት ስለ ዘለዎ ኩሉ ሰብ ንከንብቦ ክጋብዞ ይክእል እየ።

ኣብ ከባብታ ትግራይ ጓልኹም ሃቡና ኢሎም ኣቦታትን ኣያታትን ወይ ከኣ ስድራ ናይ እንዳ ወዲ ናብ እንዳ ጓል ከይዶም ጓልኹም ሃቡና ስነ ስርዓት ከኽብር ከለው ዘርኢ ባህላዊ ትሕዝቶ ስለ ዘለዎ ኣዝዩ እዩ ደስ ዝብለኒ ኣዝየ እየ ዝፈትዎ።

ኦ! ብጣዕሚ ካብ ዝፈትዎም ነገራት ሓደ ናይ ባህላዊ ትሕዝቶ ዘለዎም ወይ ከዓ ናይ ቀደም ታሪኽ ትሕዝቶ ዘለዎም ቦታታት ምኻድ እና ምርኣይ እዩ። እዚ ድማ ኣብ ጎንደር ኣከባቢ ዘሎ ናይ ሃፀይ ፋሲለደስ መንበሪ ገዛ ዝነበረ እዩ። ንኽሪኦ ደስ ይብለኒ እዩ። ክሳዕ ሕዚ ብዘይ ምርኣየይ ይሓዝን።

ኣብ ዝኮነ ዓይነት ስፖርታዊ ውድድር ተሳቲፍካ ብፍላይ ድማ ፅቡቅ ውፅኢት ኣምፂእካ ክትከውን ከለካ ሓጎስካ ከመይ ክትገልፅ ከም እትክእል ዘርኢ ስእሊ እትትከውን እዚ ድማ እቶም መናእሰያት ስዒሮም ዋንጫ ወሲዶም ዘርኢ ምስሊ እዩ ፡፡ በዚ ድማ ሓጎሶም ክገልፁ ከለው ኣዝዩ ደስ ዝብል፡፡

በሃልን ዓለማምሳን ሕዝብታት ኦሮሞ ነዙይ ዘመስል ብሃሊ ደስብል ሃብ ሃገር ኢቲዮጵያ ዘርከባ።

ወ/ሮ ሳህለ ወርቅ ዘውዴ ይበሃላ ።ናይ ኢትዮጵያያ ናይ ቀደም ፕሬዚደት ዝነበራ እንትኾና ኣብ ትግራይ ዝተወለዐ ኩናት ሓጋዚት ስለዝነበራ ክሪኤን ከለኹ ኣዝየ ዝፀላኣን ብጣዕሚ እየ ዝፀልአንኣክፊአእየ ዝፀልአን ! ፣ጣዕሚ እዩ ዝስከፈኒ ክሪኤን ከለኹ ክሪኤን ድማ ኣይደልን።

እዚ ፅማቕ መፅመቂ እንትኸውን ለሚን፣ ኣራንሺ፣ ፓፓያ፣ ባናና ንምፅማቕ ዘገልግል ዓይነት ኣቕሓ እዩ። እዚ ድማ ክባር ስለዝኾነ ኣብ ገዛይ የብለይን። ንድሕሪ ሕጂ ግን ወይ ስራሕ ግዜ ምስሓዝኩ ግን ኣብ ገዛይ ንክህልየኒ ካብ ልደልዮም ኣቑሑታት ሓደ እዩ።

ኣዝዮም መስካሕካሕቲ ካብ ዝባሃሉ ነገራት ሓደ ዘይሕጋዊ ስደት እዩ ወይከዓ ናይ ሰብ ካብ ሓደ ቦታ ናብ ካሊእ ቦታ ብዘሕጋዊ መንገዲ ምትሕልላፍ እዩ፤ ኣነ ኣብ ከምዚ ዓይነት ሕልክልክ ዝኮነ ነገራት ከኣቱ ስለዝይፍቅድ ማንም ሰብ ኣብ ከምዚ እንተኣትዩ ከዓ ብጣዕሚ እዩ ዝድብረኒ።

አብ ከባቢ አዲስ አበባ ዝርከብ ገዛ እንትኸዉን ናይ መርከብ ቅርፂ እዉን አለዎ። እቲ ቦታ እዉን በቲ ናይ መርከብ ቅርፂ ዘለዎ ገዛ ዝተሰየመ እዩ። አነ ከምዚ ዓይነት ገዛ ክርኢ ከለኩ ቅጭ እዩ ዝመፀኒ። ብጣዕሚ እየ ዝናደድ። ምክንያቱ አሰራርሕኡ ምችው ስለ ዘይኮነ።

ሰብ ብባሕሪ ክኸይድ ይኽእል እዩ ብምድሪለ ክኸይድ ይኽእል እዩ እዚኣ ንሪኣ ዘለና ጃልባ ትበሃል። ኣብ ባሕሪ ካብ ሓደ ቦታ ናብ ካሊእ ቦታ ንምንቅስቓስ ትጠቅመና እያ። ኣብ ባሕሪ ብጃልባ ክንቀሳቀስ ከለኹ ብጣዕሚ ሂወተይ ካብ ዘሕጉሰኒ ነገራት ሓደ ስለ ዝኮነ ኣዝየ እየ ጃልባ ዝፈቱ።

ብጣዕሚ ካብ ዘፅለአኒ ሓደ እዚ ኣብ ኢዱ ሒዝዎ ዘሎ ድራፍትን እዩ። ንክሰትዮ ብጣዕሚ እዩ ዘፅለአኒ። ኣይኮነን ድራፍት ክሰትስ ቢራ ንክሪኢ ከለኩ እውን ብጣዕሚ ስለ ዘስካህከሐኒ ድራፍት ኣዙይ እዩ ዘፅለኣኒ።

ዝተፈላለያ ኣበላት ሥድራ ኣብ ሓደ ተኣኪበን ክብረ ባዓል ክሕልፋ ኸለዋ ደቀን ሓቝፉን ክንርእን ኣልባሳተን ተሸፋፊነን ደስብል ባህሊ እናሕለፋ።

ሰዓት ካብ ብጣዕሚ ዝፈትዎም መጋየፂታት ሓደ እንትኸዉን ኣብ ገዛ ድማ ለጢፍና ስዓት ንክሪአሉ ስለ ዝጠቕመና ግዜ እውን ስለ ዝሕብረና ኣዚዮም ካብ ዝፈትዎም ዓይነት ኣቕሓ እዩ፡፡ ኣብ ኢደይ ክህልዎኒ እዉን ደስ ይብለኒ እዩ ኣብ ኢደይ ገይረ እውን ናብ ዝተፈላለዩ በታታት ይከይድ እየ ፡፡

በሪ ናይ ኣዲስኣበባ ኣብ ዩኒቨርስቲ እንትኸዉን ብፍላይ ድማ ብተሰሪሕሉ ዘሎ ቅርፃ ቅርፂ እቶም ኣንበሳታት እቲ ፅሑፍ እቲ በሪ ወይ ከኣ መእተዊ ናይ ዘብዐኛታት ኮፍ መበሊ አዝዪ ብዘገርም ግርማ ዝተሰርሐ እንትከዉን ፍሉይ ድምቀት ድማ ነቲ ዩኒቨርስቲ ሂብዎ ።

ኣብ ኢትዮጵያ ዘሎ ፖለቲካዊ ሃዋህው ብጣዕሚ ዘስካሕክሕ ብምኳኑ ናብ ግለሰባት ዘድሃበ እውን እዩ፡፡ ብፈላይ ድማ ኣብ ኢትዮጵያ ፓርላማ ናይ ትግራይ ተወከልቲ ብዘይምህላዎም እቲ ፓርላማ ክርኢ ከለኩ ኣዝዩ እዩ ቅጭ ዝመፀኒ ብጣዕሚ እዩ እውን ዘናድደኒ ኣይፈትዎን፡፡

ቡና ክስተ ከሎ ብፍላይ ድማ ኣብቲ ናይ መጀመርታ ከባቢ ቡና ተቀለዩ እቲ ጨና ወይ ከዓ እቲ ናይቲ ቡና ትኪ ኣምፂኦም ከሽከሽ ከቡሉልካ ከለዉ ዝኮነ ዝተፈለየ ስምዒት ሰለዝስመዐካ ብጣዕሚ እዩ ደስ ዝብል ኣዝየ እየ ዝፈትዎ::

ኣብ መብዛሕቲኡ ከባቢታት ሃገርና ብፍላይ ድማ ኣብ ከባቢታት ትግራይ ዝግበሩ ናይ መርዓ ወይ ካዓ ናይ ወድን ጓልን ምትእትታው ስነ ስርዓት ኣሎ:: ኣብቲ ስነ ስርዓት ምትእትታው ወይ ካዓ ምርኽኻብ ክልቲኦም ካብ ዝተፈላለዩ ቅዲ ዝተቀደዱ ክዳዉንቲ ዝኸደኑ እንትኮኑ ብጣዕሚ ግርማ ሞጎሶም እዉን ይዉስኹ እዩም::

ሕርሻ ኣብ መብዛሕትኡ ከባቢታት ትግራይ ዝዝውተሩ ስራሕትታት ሓደ እንትኸውን እ.. መብዛሕትኡ ናይ ከባብታት ትግራይ ድማ ኣብ ሕርሻ ዝመሓደር እንትኸውን እዚ ሆሆ ኢሎም ወዲኦም ምህርቶም ሰብሲቦም ኮፍ ኢሎም ደስ ኢሎዎም ናብ ማዕዶ እናማዓደው ዘሪኤና እዩ፡፡

ኣትክልትን ፍረታትን ብጣዕሚ ደስ ካብ ዝብሉኒ ምግብታት ሓደ እንትኾኑ ኣብዚ ንሪኦም ዘለና ኮሚደረ፣ ሽጉርቲ፣ ፓፓያ፣ ማንጎ፣ ካሮት እዚኦም ኩሎም ኣብ ኣትክልቲ ዝምደቡ እንትኾኑ ንኽበልዖም ብጣዕሚ እዩ ዝምችወኒ፡፡ ብጣዕሚ እዮም ደስ ዝብሉኒ፡፡ ይፈትዎም እየ ዉን፡፡

ኣብ ዝተፈላለዩ ዓበይቲ ከተማታት መናእሰይ ወይካዓ ስራሕ ዘይብሎም መናእሰይ መሶብ ወይካዓ ወርቂ መሶብ ተሸኪሞም ብምዛር ናብ ሕ/ሰብ ተበፃሕነቱ ክስፋሕፋ ይገብሩ እዮም፡፡ መድከሚ ስለዝኮነ ኣነ ኣይፈትዎን ክሪኦም ኣይደልን፡፡

ካብቶም ኣለው ዝበሃሉ ናይ ማሕበራዊ ሚድያታትን ዝበሃሉ ሓደ እንትከውን ብዛዕባ ገዛኻ፣ ብዛዕባ ኣቀማምጣ ኣቑሑትካ ፣ብዛዕባ ዝተፈላለዩ ነገራት ብፍላይ ድማ ምስ ገዛ ዝተተሓሓዘ ሓቲትካ መልሲ እትረኽበሉ ማሕበራዊ ሚድያ እዩ። ክጥቀመሉ ርእየ ስለዘይፈልጥ ተጠቂመ ኣይፈልጥን።

ውድድር ብሽክሊታ ካብቶም ዝፈትዎም ዓይነት ስፖርት ሓደ እትትከውን ብፍላይ ድማ ኣብ ከባቢ ዓዲ ግራት ኣዝዮም ስለዝዝውተሩ ከይደ ክዛናጋዕ ኣእምሮይ ከሕድስ ፍቃደኛ ስለዝኮንኩ ፍቃደኛ እውን ስለዝገበሩኒ ኣብ ብጣዕሚ እዩ ደስ ዝብለኒ ብሽክሌታ ሒዘ ክዋዳደር ግን ኣእምረይ ኣይፈቅደለይን እዩ።

ኣፀብቕ ኣቢሉ ዝተቐረጸ ድልዱል ወጣት መንእሰይ ሠሓብን ማራኽን ብዓይኒ ድቂ ኣንስተዮ።

እዚ መፅሓፊ ዝከውን ሹሙ ድማ ቢሮ ይበሃል፡፡ ቢክ ዝበሃል ሹም አለዎ፡፡ ሕጂ ብጣዕሚ ክባር ስለ ዝኮነ እዚ ንክንጥቀመሉ የፀግመኒ እዩ፡፡ ምክንያቱ ቅርሺ ረኪበ ነዚ ዝገዝእ ዓቅሚ ሰለዘይብለይ፡፡

ደቂ ኣንስትዮ ኣሕዋትና ሰውነተን ንምፅብባቕ ብፍላይ ድማ ገፀን ንምምልኻዕ ከንፈረን ብተፈላለዩ መንገድታት ክቐብኦኦ ይኽእላ እየን። እዚ መቀባብኢ ወይ ድማ ከንፈር መፀባበቒ ድማ ቻፕ ስቲክ ይበሃል። ወይ ከዓ ቻፕ ስቲክ ተባሂሉ ይፅዋዕ። ዝተፈላለየ ሕብርታት ዘለዉዎ እንትትኸውን ኣዝዩ ጠቓሚ እዩ።

ዎው ኣዝዮም ደስ ካብ ዝብሉኒ ምግብታት ሓደ እንትትከውን ብፍላይ ድማ ናብ ከተማታት ዘለዉ ሆቴላት ከምዚ ዓይነት ምግቢ ናይ ምድላው ባህሊ ኣለዎም፡፡ ጥዑማት እዮም ክትበልዖም፡፡ ኣነ ግን ስጋ ፈታዊ ስለዘይኮንኩ ተጠቒመሉ ኣይፈልጥን፡፡

ናይ ገዛ ኣቁሑት ሓደ እንትኽውን ብፍላይ ድማ ምግቢ ከይባለሾ ኣዝዮ ዓብዩ ኣስተዋፅኦ ስለ ዝገብር ኣብ ገዛ ንክህልወኒ ብጣዕሚ ካብ ዝምነዮም ኣቁሑት ሓደ ነይሩ። ኣብ ቀረባ ግዜ ብምግዘአይ እውን ደስ ይብለኒ ተሓጉሰ ክሪኦ እንተለኩ ኩሉ ግዜ ሕጉስ እየ።

እቶም ኣለዉና ኢልና ንምክሐሎም ናይ ሃገርና ሓለፍቲ ኻብ ዝኾኑ ሃፀይ ሃይለ ስላሰ ሓደ እንተኸውን ናይ ቀደም ዝነበሮ ወይከዓ ኻብ ታሪኽ ብምንባብ ብጣዕሚ ዝገበሮም ሰራሕታት ስለ ዘስካክህኑ ኣይፈትወን ክሪኦውን ኣይደልን።

እዙይ ካብቶም ዓይነት ሳምናታት ሓደ እንትትከውን ብፍላይ ድማ ቖርበት ንምጽጋል ቖርበት ወይከኣዛ ሓመ መቖርበት ንምዕራይ ትቖርበትና ኣሕማምልኽ ይበጽሖ ኣብ ምከልኸል ዓብዪ ተራ ስለ ዘለዎ ኣነ ጊዜ ይፍልጥን ክባርውን ክኸዉን ስለ ዝኽል ኣነ ተጣዊሞሎ ይፈልጥን እየ::

ኣትክልትን ኣሕምልትን ካብ መሬት ዝበቁሉ ተፈጥሯዊ መግቢ እዮም። ንሰውነት ዘድልዩ ቫይታሚን፣ ሚነራልን ፋይበርን ይሃቡ። ጥዕና ንምሕባርን ሕማም ንምክልኻልን ብጣዕሚ ይሕግዙ። ፃዕላ ሽጕርቲ ጅንጀብል ግዕዕ ርዝምሪ እዚኦም ኲሎም ኣኅመልቲ ለና ኣትቅልታት እንተኾኑ ብጸብሒ ብጣሚ ኸብ ዘጥዕምዎም ነገራትሓደ እዩ ምፍላይ ድማ ፃዕዳ ሽጕርቲ ጐሊሽ ዝረአ ዘሎ ፃዕዳሽጉርቲ እዩ ኣብ ጽሕሖ ኸኣትወሎዉ ተዓመናይት ጽሕሕ ስለ ዘቕይረደስ ይዝብን

ኣብ ዝተፋላልዊ ቦታታት ጽሕፈር መሳርሒ ብዝተፋላልይ መንገዲ ክንገልጾም ንኽአል እኳ እንተኾንና እዚ ንርኦ ዘለና መጽሓፊ ወይ ከዓ ቢሮ ይብሃል። ዝተፈልየ ዓይነት ቢሮታት ስለዘለዊና ስለ ዘለዉና በዚ ክጥቀም ከለኩ ቐጢን ስለ ዝኾነ ደስ እዩ ዝብለኒ።

ስጋ ብዕራይ ካብ ዘጽልኡኒን ነገራትሓደ እዩ። ምክንያቱን ኣብ ዕርጋኑውን ከሰብ ስለ ዝኽእል ዝበሃል ብምዃነ ግዲ ኾይኑ ኣይፎትዎን ክርእ ናይፈ ክርእውና ኣይ ደልን ብ ግዜውን ደቀ ኣይፈትውን ዮም። ብኅዋተይ ለይ ስለ ዘይፈትዎ ንኽርእዮብ ብጣዕሚ ትሰስክሰን እየ።

ካብ ዓይንስታት ምስተ ሓደ ንትትከውን ብፍላይ ድማ ኣካባ ብ ዓድግራት ዝውተር መስተ እዩ እፁውን ሜስ ይበሃል ።ክሰትዮ ርእሰይ ስለ ዝኸብደኒ ብዙኅ ናይ ሜስ ናይ ምስተይ ማሕግቡ ነየብለይን ኃቢታየቱን ስለ ዘይብለይ ዕፁ እዩ።

ዝተፈላለይ ሸቐጣ ሸቐት ዘሓዘ ዳጋ ኸምን ኣራንሽ ማንጎ ጳጳየን ሽኲርትን ዘኣመሠሉ ዘሓዘ::

ኣብ ኢትዮጵያ ተሠርሐም ከኣብዝበሃሉ ናይ ሕንፃን ስነ ቕርጽን ወይክዓ ስነ ሕንፃን ሓደ እቲ ናይ ኣፍሪካ ሕብረት ዘለዎ ቦታ እዩ እዝ ድማ ኣብ ኣዲስ ኣበባ ይርከብ ቀሪብካ ኽትርዮ ኣለኻ እዙይ ምዕሩ ግን ተፈታውን ስለ ዝኾነ ነታ ዓዲ የመና ቈላሕታ ንኽግበር ኣላ ጌይሩ እዩ።

እዙይ ናይ ሓባር መንበሪ ገዛውት ን ትትከዉም ፍቕ እዩ በዓል ብዙኅ ደብሪ ፍቕ እዩ። ኣነ ኣብናይ ሓባር መንበር ናይ ምባል ልልየትም ላሕጊሚነ የብለይ ክነብርዉ ናይ ደለን ማህንያቱ ረውሻ ዂል ዕልዩ ርስሓት ጽበት ዘተኃለዉ ስለ ዘይኮነ ምኅነብረሎ ይምንያ

ኣብ ካባብታት ትግራይ መጽሓፍ ትድሽየጡ ሎም ቦታታት እኳ ዝተዘተሩ እንተ ዘይኮኑ ብፍላይ ድማ ኣብ ካባቢ መቓላ ኣብ ሓደ ካባቢ መጽሕፍ ቲ ዙሽየጦሎም ወታታትለዉ ንኸንቢ ብጣዕሚ ደስብለኒ ግና ኣንቢበ ስለ ዘይፈልጥካ ኣብጣዕም የዝሕዘ።

ዚዘ ስለ ዝኾነ ምጥዕሚ ደሲልኒ ብዝብ ምፍጣረውን ደሲለኒእየ።

ባህላዊ ትሕስተ ዘለዎም ስእልጣትን ካብ ባሕላዊ ነገራት ዝተሠርሑ ክርፁ ዓርፅን ዝሽየጠሉቦት እንትኸውን መብዛሕቲ ጊዜ ሓበሻ ወይከዓ ናትና ተጋሩ ክንገዝኦም ብዘይምኽኣልና ወይከ ኽንገዝኦም ስለ ዘይንኽእል ክባራታዉሕት ስለ ዝኾኑ ንገዝኦም ኣይንኽእለንና ለስናወልኻ ርኢኻ ያ ምሕለ።

እዝ መፋለጥ እንትትከቡን ምትካኽ ወይ ሥጋራ ምትካኽ ክልኩል እዩ ዝብል መምርኅ እዩ ዘርኤና ወይካ መፋለጥ እዩ ዘርኤና ኣተፋላለይ ትካላት ድንርኤኒኽአሊና እዝ ማለት ኣብቲ ኸባብ ሥጋራ ምትካኽ ከም ዘይቃኣል ዘርዩ ክርእኹሎኹ ብጣዕ ሚደ ስለን ሽጋራ ስለ ዘየትካኽ

ወይዘሮ ኣበበች ገወናይ ብባህደ ኣብ ከባቢ ኣዲስ ኣበባ ዝነብራ ዝነብራ እንተኾና ብፍላይ ድማ ምስደቂ ሰባት ትሕት መነባብሮ ዘለዎን ቆልዑት ኣኪበን ብምሕብሓብ ዝፍለጣ እየን እዚ ተግባር ድማ ንኽፍትወን ብህዝቢ ተቀባልነት ንክህልወንን ዓብይ ኣስተዋፅኦ የድለን እዩ

ኣብ ኣዳጋ ኻብ ሽየቱ ነገራት ኣትክልቲ ብጥዕሚ ደስካኣብ ዙሉኒ ነገራት የ ብፍላይ ድማ ኣብ ሱጰር ማርከ ዝሽየጡ ኣትክልቲ ጽረይቶም ተሓለዉ ስለ ዝኾኑ ንኽገጾም ወይቃን ገዜአ ኣብ ገዛይ ንኽጥቀም ሎም ብጣዕሚ ደስልለኒ ሓጐስን የስምዕን።

ቀዳማይ ሚንስተር ኢትዮጵያ ዶ/ር ኣብይ ኣሕመድ ይብሃል። ንመጀመርያ ጊዜ ስልጣን ካብ ኃይለማርያም ደሳላይ ክርከብ ከሎ ኣብ ፓርላማ እዪ ዘርእየና ዘሎ ባንዴራ ብሕድሪ ተረኪብዋ እዩ። ነገር ግን ኣብ ትግራይ ብጣዕሚ ጀንሳይራዊ ዝኾነ ኺናት ስለ ዘካየደ ኣና ኣይፈትወን ደስ እውን ኣይብለንን።

ኦ ክድርኦም ብጣኣምድ ስልሉ ምፍላይ ድማ ብሥርዓት ዘተደደሩ ናይ ቡና መቕረቢ ጀበና ፈናጅል ቡና ባዓሉ ተኾፍ ሚበል ዩ ሰሓባዩ ኣብዚ ገዛ እዙይ ብና ምስታይ ማለት እይወትካ ማኅዳስ ማለት እዩ።

ኮሚደረ ኣብ ማኣኸልዕዳጋ ናብ መሸጣቐር ኮሚይደረ ብጥዓሚ ንጽብሕ መምቀር ጠቓኣሚ ንሰውነትና ሓናፂ ምዃኑ እዙይ ገዜ ና ኽንጥቆምሉ ኸም ዘለና።

ብሻርጀር ክድኸለኹ ብጣሜየ ዝናደድ መህናያቱ ነብካባቢ ኣርባዓት ተሣርጀራት ኣሶከት ሰዂዐ እዮም ምናኣለኹ መብራህቲ ጠፊዐኽትምለስከላ ኣርባዓት ይኦም ስለ ዝተቓጸሉኒ ሕጊ እዝ ኽርእኽ ለኹ ል መብራህታ ሂሉ ስለ ዘስተዖሰኒ ብጣዕሚቕ ዝመጠኒ ብጣዕሜየ ዝናደድ

እዝ ኣዩ ማሽን እዩ ብዙኅ ጊዜ ኣብ ካባብታት ከተማ እዩ ዝርአ ዓበቲ ፈቓት ወይካ ዓበይቲ ገዛውቱ ሥራሕኸሎ ጭቃ ወይካ ዝተውዓጠ ስሚንቶ እናእንትልጠለን ለዓሊ ዘደየቦምዃኑ ኣንርየውን ኣይፈልጥን ኣብ ከተማታት ግን ክህሉ ኢለይ ይግምት:

ኣብዛሕቶ ኸባብታትገርና ኣብ ደገ ኾፊልካን ብብና ሚብላዕ ዘተለመድ አንትኸውን ብፍላይ ድማ ንእስዙወለ ናይ ቕርሺ ካፑታል ዘለዎም ኣካላት ኣብ ደግ ኾፊሎም ናይ ምብላዕ ባሕሪለዎም ኣነ ድማ ተምሃራይና ለኹ ኣብ ደገ ኮፊልካ ናይ ምብላዕ ባሕሪ ነኔርኒ።

እዝ ብኣዚኻብ ዝፈቶም ጫማታት ሓደ ናይ ደኸምስትዮ ጫማ እንትትከውን ብህላይ ድማ ብዓል ቲ ገዛይ ከም ዝ ጫማ ጌራ ናብ ክብረ ዕላት ወይከዓ ናብ ጕዳይ ክንቀይትከለና ኣዚ ኣደስቲ ብለኒ ምኅንያቱ ምልቅዕት ስለ ዝገብራ እንተገና ድማ ቁመታ ንዊሕ ስለ ዝኾነት እሱ ትገብርከላ ደሴያትለነጣን

እዚ ኻብቶም ጥንታውያን ቤተ ክርስቲያናት ሓደ እትኸውን ካብ ከውሒ ተፈልፊሉ ዝተሰርሐ ቤተክርስቲያን እዩ። ቕርፁ ብጣዕሚ እዩ ደስ ዝብል ብፍላይ ድማ ኻብ ኣካውሕ ምጽራቡ ኣዝይ ዘገርም ቤተክርስቲያን እዩ።

ኣዚዮም ጥዕማት ካብ ዝበሃሉ ኣልከላዊ መስተኻብዝ ወዙኃም ዓይነት መስተታት ሓደ እንትትከቡን ኣነ ብዙኅ ተጣዕሞሉ ይፈለጥን ዋይን እዩ ኣብ ገዛዊን ሰብናኹ ጥቀሞሉ ስለ ዘይመቀር ንኽሰት የደልኒ።

ሕጊ መኽበርቲ ናብ ዝተፋላልዩ ወትኅታት ከይዶም ሕጊ ንእንተኽብሩ ዘርእም ስለእንትከውን እዝ ድማ ናይኤቲጴያ ወታድራት ኣብካል ዓዲ ኸይዶም ሕጊ ናይ ምኽባር ሥራሕታት ምርኢት እና ርኣዩ ዘርኢ እዩ ኣነዝ ተኸዲኖእሞ ዘለዉ ናይ ሕጊ መኽበር ተኽዳን ክረኸሎዉ እዚ ስካፍ በጣም ይዘጽለኒ።

ኣብ ካባባታት ትግራይ ናብ ካብ ብኢትዮጵያ ዘምካብ ዝዘተብሮ ምጉታት ሓደ እንትኸዉን ምፍላይ ኣብ ካባብ ጉራጌ ዝዙተርሚዱለት ይበሃል ።ኣነ ዘይበሰለ ሥጋ ክበልዉን ድልትን ዘለ ዘይብለይ ሰብ ክወልሎ ብጣኣሚ ዘስከፍንና ብጣዕሚ ዝፀልእን እየ።

ሕጊ መኽበርቲድ ብስተፋላለየ መንገዲ ወይ ዝተፋላልይ ኽዳዊት ተኸዲ ኖዉ ኣብ መንገድታት ነርእዮም ኢና ዝ ድማ ተራፊካት ናይ መኪና ፍጥነት ጠጠው ኢሎም እንት ልክዑ ዘርን ምኸውን ኣነብጣዓሚኢያሕ ዝነኒ ብትኽክል ስለ ዘይሰርፈቦ ክርእኦሙን ደሳይለን።

እቁዑሽ ግሪ ኣፍቶም ኣዚኦም ኣብ ሃገርናእና ኽልልና ተፈቱቱ ዝብሃሉ ዓይነት ስጶርትታትሓደ እንትትከውን እዝ ድማ ናይ ርያል ማድሪድ ተጸዋታይ ይመስለኒን እንተዘይተሳሒተ ሮበርት ሎንድልስኪ ባሃል ግበዝዩ ኣነግንሪ እዩ ስለ ዘይፈልጥ ዙሒ ኣስታይት ክበሉ ይክእል

ኣብ ኢቲዮጵያ ናይ ናፍጣን ሕጽረትን ናይ ቤንዝንን ሕጽረት ኣጋጢምኾም ዘለዋ መካይን ኣብ ማእኸል ዝኾና ተሽከርከርቲ ጠጠው ኢለን ከም ዘለዋ።

እዝ ኣብ ናይ ዜና መዓኸል ምምትከውን ብፍላይ ድማ ኣብ ጶሎቲካ ተመሥሪቱ ዝህቦም ናይ ዜና ትንታንታት ዝህቦም ዜናዊ ወድዓዊ ኹነታት ንሕዝቢ ተበጻሕብ ምግባሩ ኣነ ድርካታተዶ ዜና መዓኸል ደሲቡን ዘለኒ

ስደት ካፍቶም ማዚዮም መስካሕ ካሕቲ ዘበሃሉ ነገራት ሓደንኸዉን ዞም ነርዮም ዘለና ኣብ ሥደተን ያታ ድማ ኣብ ሓደት ኣውኪዶም ኢነንርዮም ዘለና ለዝ ብጣም መጽሊ ምሕዘንውን እዩ ከምዝ ዓይነት ነገራት ክልኸሎኅ ወይ ክሰምዕኸሎ ኣዓሚ ይዘሕዘነኒ።

መፃባባቕቲ ወይካ ዲኮር ዝበሃሉ ንሓደ ወዲ ሰብ ናይ ፣ልደቱ፣ ወይ ናይ መርዐኦ፣ ወይካዓ ናይ ዘገብሮም ክብረ ባዓላት ወይካ ኣብ ገጹ ዘብዕሎም መዓላት ንመፃባባቒ ሓጐስ መግለጺ ዝኾኑንተኖ ብጥዓሚ ደስ ካብ ዙሉ ነገራት ሓደ እዮም። ኣነ ጣዕሚ እየዝፀልኦ።